እዚ ገዛ ናይ ንግዲ ማእኸል እንትኸው ዝተፈላለዩ ኣቕሑ ዝግዘአሉን ዝሽየጠሉን ቦታ እዩ፡፡ ብጣዕሚ ደስ ዝብል ብምኳኑ ኩሉ ሻዕ እየ ዝኸዶ፡፡